ፀወታ ኩዕሶ ሓደ ካብቶም ብሉፃትን ዱሙቃትን ዝኮነ ዝባሃሉ ዓይነታት እስፖርት ሓደ እዩ፡፡ ከዕሾ ፀወታ ንክትሪኦ ዘይምኖን ብጣዕሚ ሰሓብን እዩ፡፡ ኣነ ኣብኡ እንተዝህሉ ዘብለካ ዓይነት ጨወታ እዩ፡፡ ኩዕሾ

መንድቅ ዝበሃል ሓደ ዓርሱ ዝካኣለ ስም ህንፃ እዩ ብፋላይ ኣብ ገጠራት ሰባት በናይ ባዕሎም ተክእሎ ሞያን ተጠቂሞም እምኒ ብመፅረብ እናፀረቡ ዝሰርሕዎ ዓይነት ህንፃ ኣብነት እዩ፡፡

ትምህርቲ አብ ትምህርቲ ቤት ጥራሕ ተማሂርካ ዝርከብ ዘይኮነስ፤ ባዕልካ ብምርአይ፣ ብምዕዛብ፣ ካልኦት ሰባት ካባካ ብዕድመ ዝበልፁ ሰባት ብምሕታት ክትረክቦ ትክእል ፍልጠት እዩ ትምህርቲ ማለት፡፡

ንግድን ምትዕድዳግን ዝበሃሉ ዘይነፃፀሉ ክልተ ገፃት ናይ ሐደ ሳንቲም ማለት እዩ። ምክንያቱ ምትዕድዳግ ኣሎ ማለት ንግዲ ኣሎ ማለት እዩ። ንግዲ ማለት ድማ ትርፊ ምርካብ ማለት እዩ።

ክርስቲያኖ ሮናልዶ ሓደ ካብቶም ተፈለጥቲ ኣብ ቅድሚት ዝርከቡ ብጮወታ ኩዕሶ እግሪ ዝፍለጡ ሓደ እዩ። ክርስቲያኖ ሮናልዶ ኣብ ክልተ ሸሕን ዒስራን ሓሙሽተን ኣብ ቅድሚት ተሰሪዑ ይርከብ።

ክዳን ማለት ካብቶም መሰራታዊ ግልጋሎታት ዝበሃሉ ሓደ እዩ። ክዳን ደቂ ሰባት ካብ ቁሪ፣ ካብ ፀሓይ፣ ንፋስን ምክልካል ዝክደንዎ ዓይነት ጨርቂ እዩ። ክዳን ማለት።

ኣብ ኢ/ያ ብዙሓት ሃይማኖት ኣለው ካብኣቶም እቶም ብዙሓት ተከተልቲ ዘለዎም እቶም ዝዓበዩ ሃይማኖት ክርስትና እና እስልምና እዮም፡፡ ብፍላይ ድማ ሃይማኖት ክርስትና ብጣዕሚ ብዙሓት ተከተልቲ ዘለዎ ዓይነት ሃይማኖት እዩ፡፡

በዓል መስቀል ካፍቶም ሃይማነታዊ ትሕዝቶ ዘለዎም በዓላት ሓደ እዩ ። በዓል መስቀል ኣብ እዋን መስከረም ዝክበር ድሙቅ በዓል ደስ በሃሊ እዩ። ብፍላይ ድማ ወጣታት መናእሰይ ሽጎም ወልዖም ሆየ ሆየ እዳወሉ ዝፃወትሉ ዕለት እዩ።

ኣብ ባንዴራ ኢትዮጵያ ዝርከብ ኮኸብ ኣርማ ይበሃል፡፡ እዚ ኮኸብ እዚ ድማ ሓድነት ብሄርን ብሄረ ሰባትን ህዝብታትን ኢትዮጵያ ዝውክል ምልክት እዩ፡፡ ኮኸብ ?

ናይ ስፖርማርኬት ኣቕሓ ማለት ብፅሬትን ብፅፈትን ብደንቢ ተዓቂቦም ዝተቀመጡ ነገራት እዩም። ንኣብነት ዕሹጋት ምግብታት ከም ቆሎ ዳቦ ዝኣመሰሉ እዩም።

ኣገልድም ሓደ ዓርሱ ዝኻኣለ መግለፂ ባህሊ እዩ፡፡ ብፍላይ ራየቶት ኣገልድም ተዓጢቐም ከዘራ በትሪ ሒዞም ጉማየ ክብሉ ከለው ዋው! ብጣዕሚ እዮም ደስ ዝብሉ፡፡

ሕብረተሰብ ማለት ኣብ ሓደ ከባቢ ዝነብሩ እኩባት ሰባት ማለት እዩ፡፡ እዞም ሰባት እዚኣቶም ዝተፈላለየ ሃይማኖት፣ እምነት፣ ሕብሪ ቆርበት፣ ባህሊ፣ ልምዲ፣ ትውፊት ክህልዎም ይኽእል እዩ፡፡

ናይ ሱፐርማርኬት አቁሑ ካብ ዝበሃሉ ንክትበልዖም ብጣዕሚ ጥዑማትን ኣብ ዝሓፀረ ግዜ ክበስሉ ዝኽእሉ ዓይነታት እሹጋት ምግቢ ከም ኣብነት ፓስታ፣ መኮረኒ፣ ሩዝ ዝኣመሰሉ ይርከብዎም።

ፖሎቲካ ሓንቲ ዓዲ ወሳኒ እዩ። እዚ ማለት ግና ጠቃሚ እዩ ጥራሕ ማለት ኣይኮነን። ፖለቲካ ብኣንፃሩ ናይ ባዕሉ ዝኮነ ጉድኣት ኣለዎ ።ፖለቲካ ብውሕሉል ዝኮነ ኣመራርሓ እንተዘይ ተመሪሑ ናብ ጥፍኣት ዘምረሕ እዩ።

ጥልፊ ምጥላፍ ሓደ ካብቶም ዓይነታት ጥበብ ሓደ ካብ ዝበሃሉ እዩ። ጥልፊ ዝተፈላለይ ሕብሪታት ተጠቂምካ አብ ፃዕዳ ጨርቂ ዝተፈላለየ ቅርፂ ዘለዎም ምስራሕ ማለት እዩ።

ባህሊ ማለት ጥንታዊያን ሰባት ዝሰርሕዎ መድነቂ ኣደነቅቲ ዝኮኑ ስራሕቲ እና ዝተናገርዎም ብጣዕሚ መሃርቲን መዘናገዕትን ዝኮኑ ኣበሃህላታት ዝሓዘ ካብ ወለዶ ናብ ወለዶ ናተወራረሱ ዝመፁ እዮም ።

መሰረታዊ ግልጋሎት ካብ ዝባሃሉ ሓደ መጓዓዝያ እዩ፡፡ መጓዓዝ ደቂ ሰባት ናብ ዝደልዩዎ ቦታ ኣብ ዝሓፀረ ሰዓት ንኽኣቱ ዝሕግዙ ዓይነት ግልጋሎት እዩ፡፡ መሰረታዊ መጓዓዝያ ንኣብነት መኪና።

ባንዴራ ብድሙቃት ሕብርታት ተቀቢኡ እዞም ሕብርታት ድማ ናይ ባዕሎም ዝኮነ ትርጉም ዝሓዙ ኮይኖም ናይ ሓንቲ ዓዲ መለለዪ መንነት ኮይኑ ዝሕብር እዩ ።

ሕብረተሰብ ማለት ኣብ ሓደ መንደር ዝነብሩ ካብ ዝተፈላለየ ቦታታት ዝመፁ ብሕብረት ብስምረት ኣብ ሓጎስን ኣብ ሓዘንን ብሓደ እንዳ ተኻፈሉ ዝነብሩ ሰባት እዮም ።

ኣንቲካ ዝበሃል ኣፍታ ውቅብት ምዕርግትን ዝኮነት ታረካዊት ከተማ ኣክሱምና ዝርከብ ኣብ ከባቢ መናፈሻ ዝርከብ ቤት ምግብን መስተን ኾይኑ ባህላዊ ትሕዝቶ ዘለዎ እዩ።